ፋሽን ማለት ንሓደ ማሕበረሰብ ኣተሓሳስባ ምስ ጊዜ ክቕየር ከሎን ክልወጥ ከሎን ፋሽን ይበሃል ።ኣነ ፋሽን ተኸታሊ ኢለ ይሓስብ ንስኻትኩምከ ?

ብዙሕ ዓይነት ቱሪዝም አሎ። አብ ዓድና ንአብነት ብዙሕ ገዳማት እኒሆ አክሱም ፅዮን፣ አቡነ ይምአታ፣ ደብረዳሞ ንስኩምከ ትፈልጥዎ ቱሪዝም አለዉዶ?

መፋለጢ ወይ ከዓ ማስታወቂያ ማለት ንብረትካን እቶም ግልጋሎትን ንስብ ተፉልጠሉ ዜዴ ወይ ከዓ ሜላ ማለት እዩ። ሓደ ስብ ንብረቱ ንክፊልጥ ማስታወቂያ ይጥቀም።

ሃይማኖት ወድሰብ ንክነብር ካብ ዝገብሮ ሓደ ነገር እዩ። መብዛሕትኡ አብ ዓለምና ዝነብር ሰብ አማኒ እዩ ። አማኒ ማለት ከዓ ሃይማኖት እለዎ ማለት እዩ። አነ ሃይማኖተይ ኦርቶዶክስ እየ ንስካትኩም ከ እንታይ እዩ ሃይማኖትኩም?

ስራሕ ንሓደ ወዲ ሰብ ወሳኒ ነገር እዩ፡፡ ንኽነብር ግደታ ስራሕ ክሰርሕ እንሄዎ፡፡ ስራሕ ኣነ ብጣዕሚ እየ ዝፈቱ፡፡ ንስከትኩም ከ ከምዚ ከማይ ትፈትዉ ትኮኑ ዶ? ናተይ ስራሕ ኣጋጣሚ ተምሃራይ እዩ ብትምህርቲ።

ስፖርት ወዲ ሰብ ንብዙሓት ነገራት ዝጥቀመሎም ንአብነት ግዜ ንምሕላፍ ንምዝንጋዕ ከምኡ እዉን ንምንጪ ኣታዊ ንአብነት አነ ናይ እግሪ ኩዕሶ አድናቂ እየ። ከምኡ እውን ናይ ቸልሲ ደጋፊ እየ ንስኹም ኸ ናይ መን ጋንታ ደገፍቲ ኢኽም?

መጋየፂ ደቂ ሰባት ዝተፈላለዩ ፅባቐኦም ንምፍላይ ዝጥቅምሎም እንትኾኑ መብዛሕትኡ ጊዜ ድማ ደቂ ኣንስትዮ ኣዘውቲረን ይጥቀመአ፡፡ ዝተፈላላዩ ዓይነታት መጋየፂ ድማ ካብ ዝተፈላለዩ ነገራት ይስርሑ፡፡ ንስኻትኩም ከ ብዛዕባ መጋየፂ ትፈልጥዎ ነገር ይህልወኩም ዶ ይኾን

ሓደ ሰብ ንኽነብር ገዛ የድልዮ፣ ገዛ መፅለሊ ካብ ፅሓይ ካብ ዝናብን ከምኡ እውን ቤተሰብ መስሪትካ ንምንባር ዝጠቅም ቦታ እዩ። ሰብ ናይ ባዕሉ ገዛ ይክእል፣ ኣብ ገዛ ክራይ እውን ክነብር ይክእል። ኣነ ናይ ባዕለይ ገዛ ኣለኒ ንስኩም ከ?

ንግድን ምትዕድዳግን ኣብ ሓደ ቦታ ዝኮነ ኣቅሓ ምሻጥን ወይ ከዓ ምልዋጥን ዝከኣለሉ ቦታ እዩ:: ንኣብነት ናብ ሓደ ቦታ ብምካድ ወርቂ ሽይጥካ ገንዘብ ትረክበሉ ነገር ምትዕድዳግ ንግዲ ይበሃል ንግዲ ነጊድኩም ትፈልጡ ዶ ?

ትምህርቲ ሓደሰብ ዕድሚኡ ምስ በፀሐ እቲ ናይ መጀመርታ ክገብሮ ዝፅበዮ ትምህርቲ ሓደ እዩ። ትምህርቲ ሃይማናታውን ዓለማውን እውን ኢልካ ክትከፍሎም ትኽል ንኣብነት ኣብ እምነት ቦታ ካሊእ መዳይ ኸዓ መንግስታዊ ወይ ናይ ውልቀ ቤት ትምህርቲ ትወሃቦ ስሩዕ ትምህርቲ እዩ።

ሙዚቃ ካብቶም ናይ ኪነ ጥበባት ዘርፍታት ሓደ እንትከውን ሰባት ዝተሰምዖም ናይ ውሽጦም ስሚዕት ንምግላፅ ይጥቀምሉ። ንኣብነት ስሚዕት ሓዘን ፣ስሚዕት ደስታ ንምግላፅ ይጥቀምሉ። ንስካትኩም ከ እንታይ ኣይነት ሙዚቃ ትፈትዉ?

ቤት ምግብን መስተን እንተ ኢልና ንኣብነት ንስካ ጌሽካ ተዉዒልካ ገለ ገለ ኣብ ከተማ እንተወዒልኻ ዕዳጋ ተወፂኻ ዳ ምግቢ ኢካ ትበልዕ ናይ ገዛ ምግቢ ክርሕቀካ ስለ ዝኸእል እና ኣብ ደገ ምብላዕ ኣነኳ ብዙሕ ኣይምችወንን ኣብ ገዛ ስለ ዝፈቱ ንስካትኩም ከ ይምችወኩም ዶ ?

መሰረታዊ ግልጋሎት ካብ ዝበሃሉ ሓደ ጽርግያ እዩ። ፅርግያ መኪና መጓዓዚ ዝጠቅም እዩ ።ኣብ ከባቢኩምትፈልጥዎም ዓይነት መሰረታዊ ግልጋሎት ዝህቡ ነገራት እንታይ ኣለዉ ?

ማሕበራዊ ሚድያ ወዲ ሰብ ሓበሬታ ንምርካብን ሓበሬታ ንምትሕልላፍን ዝጥቀሙሎም ነገራት እዮም። ንኣብነት ኣነ ናይ ቴሌግራም ማሕበራዊ ሚድያ ተጠቃሚ እየ። ብተደጋጋሚ ብዙሓት ሓበሬታ ምስ ውልቀ ሰባት ይኩን ምስ ድርጅት ይለዋወጥ። ንስኩም ከ ትጥቀምዎ ማሕበራዊ ሚድያ እንታይ እዩ?

መፋላጢ ወይ ከዓ ማስታወቅያ ብዙሓት ሰባት ንምዕዳም እንጥቀመሉ ሜላ እዩ። መፋለጢ ወይ ማስተወቅያ ሰባት በቲ ስርሖ ምህርትኻ ፈትየምዎ ንክኣትው ዝግበር ዓይነት ምርኢት እዩ። ስለዚ ማስተወቅያ ብምስራሕ ዓማዊል ምዕዳግ ይክእል። ማስተወቅያ ዘለዎ ተመራፂ ይኸውን። ንስኹም ከ ንትመርፅዎ ዶ?

ሕጊ አክበርቲ ፀጥታን ሰላምን ሓደ ቦታ ንምሕላው ዝተመደቡ ኣካላት እዮም:: ንኣብነት "ፖሊስ " ፖሊስ ዝኾነ ቦታ ፈልዩ ኣብ ሕጉ ቁሸት ክኾን ይኽእል:: ብቀበሌ ክኾን ይኽእል ነቲ ማሕበረሰብ ካብ ህውከትን ዕግርግርን ዝሕሉ ኣካል እዩ ፖሊስ ንህልውና ሓንቲ ዓዲ ወሳኒ እዩ ይብል ንስኹም ከ?

ልምዓት ንዕቤት ሓደ ህዝቢ ማሕበረሰብን ወሳኒ ካብ ዝበሃሉ ነገራት ሓደ እዩ:: ልምዓት ምስዝህልይ ፀጥታ ይነግስ፣ ሰላም ይነግስ ፣ዝተመሓየሸ ኢኮኖሚ እውን ክህሉ ይጠቅም። ንስኹምከ ንምንታይ ይጠቅም ኢልኩም ተሓስቡ መሰረታዊ ልምዓት?

ሕርሻ ወድሰብ ንክነበር ግደን ሓረስታይ ክህሉ ኣለዎ ።ሓረስታይ ኣብ ገጠራማ ከባቢ ዝነበር እኽሊ ዘምርት ንወዲ ሰብ እዩ። ስለዚ ሓረስታይ ዘይብላ ዓዲ ድማ ምንም ክትዕወት ኣይትኽእልን።

ሙዚቃ ሓደ ማሕበረሰብ መግለፂ ባህሉን መንነቱን እዩ። ከምኡ እውን ሙዚቃ ንመዘናግዒ ይጥቀመሉ። ከም እውን ንመሳለጢ ስራሕ ዝጥቀመሉ እዩ። ኣብ ትግራይ ብዙሕ ዓይነት ሙዚቃ ከከም ከባቢኡ ይፈላለ። ብዙሕ ዓይነት ባህሊ ኣሎ።

መጋየፂን መመላኽዕን ወዲሰብ ጎሊሁ ንክረአ ዝገብሮም ነገራት እዮም። ንአብነት አብ ገፅ ክኾን ይኽእል፣ ኣብ እግሪ ክኾን ይኽእል። ካብ መጋየፂን ዝበሃሉ ሓደ ሒና እዩ። አዋልድ አብ እግረንን አብ ኢደንን ዘገብርኦ ነገር እዩ። ንስኹም ከ ትፈልጥዎ ዓይነቱ መጋየፂ እንታይ አሎ?

ፋሽን ምስ ግዜን ኩነታትን ዝቅየር ነገር እዩ ንኣብነት ኣነ ተጠቃሚ ፋሽን እዩ ወይከዓ ፋሽን ይኽተል እየ ኢለ ዝሓስብ እየ። ንስኹም ከ ፋሽን ትኽተሉ ዶ?

ተፈጥሮ ፈጣሪ እዩ ዝፈጥሮ በቃ ወቂቡን ማዕሪጉን ዝተፈጠረ ነገር እዩ ተፈጥሮ ከም እፅዋት፣ ኣትክልትን ብዙሓት ነገራትን ዝሓወሰ እዩ ተፈጥሮ ኣነ ክሪኢ ከለኹ ብጣዕሚ እየ ዝምሰጥ ንስኹም ከ ከምዚ ኸማይ ትምሰጡ ዶ?

መፋለጢ ናይ ሓደ ድርጅት ወይ ከዓ ናይ ሓደ ንብረት ተጠላብን ተሃራፍን ንክከዉን ንጥቀመሉ ነገር እዩ ንኣብነት ብፍሉጥ ሰብ ጌርካ ምፍላጥ ይከኣል እዩ ንስኩም ከ ብምንታይ ጌርኩም ንብረትኩም ተፋልጡ ?

ኤሌክትሮኒክስ መሳርሒታት ካብ ዝበሃሉ ሓደ ቴሌቪዥን ይጥቀስ። ቴሌቪዥን ሓበሬታ ንምርካብን ከምኡ እውን ን መዘናግዕን ንጥቀመሉ መሳርሒ እዪ ።ንስኹም ከ ንመዘናግዒ ትጥቀምሉ ዓይነት ኤሌክትሮኒክስ እንታይ አሎ?

መሰረታዊ ግልጋሎት ማለት ንህዝቢ ንምግልጋል ንጥቀመሎም ነገራት እዮም ፤ ንኣብነት ሆስፒታል ዝሓመመ ሰብ ዝሕከመሉ ቦታ እዩ፤ ኣብ ከባቢና ኣብ ከባቢና ብዙሓት ዓይነት መሰረታዊ ግልጋሎት ኣለዉ። ኣብ ከባቢኩም ከ እንታይ ዓይነት ትካላት ኣለዉ?

ጫማ ካብቶም መሰራታዊ ነገራት ንወዲሰብ ኣድላይ ዝኮነ ንብረት ሓደ እዩ። ጫማ ዝገብር ሰብ ዕሾክ ከይወግኦ ከምኡ እውን እግሩ ንከይቆስል ይሕግዝ። ብዙሕ ዓይነት ናይ ጫማ ሞዴላት ኣለው። እንታይ ዓይነት ጫማ ትገብሩ?

ቡዝሕ ዓይነት መሳርሒ እንአየ ካብኣቶም ሓደ ካራ እዬ ። ካራ ሽጉርቲ ንምክታፍ አውደኣመት ክከውን ከሎ በጊዕ ተሓሪድና መሕረዲ ይኮነና ካራ ብዙሕ ዓይነት ጥቅሚ እኒአዎ ። ንስካትኩም ኸ ኣብ ገዛኩም ታይ እንታይ መሳርሒ እኒአኩም ።

ናይ ገዛ እንስሳት ሓደ ካብኣቶም ብዕራይ ብዕራይ ማለት ካብ እንስሳት ዘቤት ሓደ አብነት ኮይኑ ንማሕረስ ዝውዕል እዩ። ማሕረስ ማለት ሕርሻ ንምግቢ ንእክሊ ዝሓርስ እዩ ። ንስካትኩም ከ እንታይ ዓይነት እንስሳ ትፈልጥዎም አለኩም?

ስድራ ወዲ ሰብ በይኑ ስድራ ዘይብሉ ሰብ የለን። ስድራ ብሓደ ተኣኪብካ ኣቦ፣ ቆልዓ ሓዳር ጌርካ ኣዶ ቆልዓ ሰበይቲ፣ ሰብኣይ ብሓደ ዝነብርሉ ማለት እዩ። ስድራ ናተይ ስድራ ብጣዕሚ እዮም ዝምቸዩኒ እና ብጣሚ እየ ዝፈትዎም። ናትትኩም ከ ትፈትዉዎም ዶ?

ትምህርቲ ንምዕባለ ሓደ ማሕበረሰብ ወሳኒ ዝኮነ ነገር እዩ ፤ ወዲሰብ ካብ መዓልቲ ናብ መዓልቲ ትምህርቲ እናቀሰመ እናተምሃረን እዩ ዝከድ ትምህርቲ ካብ ዝዉሰደሎም ቦታታት ንኣብነት ቤት ትምህርቲ ሓደ እዩ ቤት ትምህርቲ ተምሃራይ ብስርዓት ዝምሃረሉ ቦታ እዩ። ትምህርቲ ትፈትዉ ዶ ኣነ ብጣዕሚ እየ ዝፈትዉ?

ፍርጅ ሓደ ናይ ገዛን ቢሮን ኣቑሑን ካብ ዝበሃሉ ሓደ እዩ። ፍርጅ ንምግቢ መዝሐሊ እንጥቀመሉ ነገር እዩ። ንስኻትኩም ከ ዘመናዊ ናይ ገዛ ኣቕሑ እንታይ ትጥቀሙ?

ስፖር ማርኬት ሰብ ንናብርኡ ዝገዝአሉ ዓይነት ቦታ እዩ። ኣብ ስፖር ማርኬት ከይድካ ብዝሕ ነገር ምዕዳግ ይካኣል ። ካብኣቶም ሓደ ንኣብነት ኣስቤዛ ክትገዝእ ትኽእል ኢካ ሽጉርቲ። ናብ ዕዳጋ ካይድኩም ንስኩም ከ እንታይ ትገዝኡ?

መጋየፂ ወዲሰብ ንምምልካዕ ዝገብሮም ነገራት እዮም። ንኣብነት ከም መጋየፂ ሓደ እንተወሲድና ወርቂ ኣብ ክሳድካ ዝእሰርን ደቂ ኣንስት ኣሕዋትና ብኣብዝሓ ዝገብርኦ እዩ፡፡ ንስኩም ከ እትፈልጥዎ ዓይነታት መጋየፂ እንታይ ኣሎ?

ባህሊ ማለት ናይ ሓደ ወደ ሰብ መግለፂ መንነት ማለት እዩ። አብ ዓደና ቡዝሕ ዓይነታት ባህሊ እኒህው ከምኒ አሸንዳ መሰቀል ዝበሉ መስቀል ዕለት 16 መሰከረም ዝክበር ኮይኑ ብፍላይ አብ ዓጋመ ዝክበር ኮይኑ ብጣዕሚ ደስ ዝብል ፅምብልታ ዘለዎ እዩ። ንስካትኩም ከ ናይ መስቀል አክባብራ ትፈልጡዎ ዶ?

ሰብ ንኽነብር ስራሕ ክሕዝ እኒአዎ ስራሕ ብዙሕ ነገራት ክኾን ይኽእል። ተማሂርካ ስራሕ ክትሕዝ ትኽእል፣ ናይ ጉልበት ስራሕ ክኾን ይኸል፣ ሕዚ ንኣብነት ኣነ ዝሓስቦ ናይ ጉልበት ስራሕ እዩ፣ ንስኩም ከ እንታይ ዓትነት ስራሕ ትምነዩ?

ማሕበረሰብን ስድራ አብ ተመሳሳሊ ቦታ ወይ ከዓ አብ ሓደ ገዛ ከም ስድራ ዝነብሩ እንትኾኑ ተመሳሳሊ ዓሌት ወይ ከዓ ዘርኢ ዘለዎም እዮም። አብዚ ድማ አብ ስራሕ እንትህሉው ድማ ሓቢርካ ምስራሕን ሓቢርካ ምብላዕን ይፍለጥ። ንስኩም ኸ ስድራ አለኩም ዶ ? ማሕበረሰብ አለኩም ዶ?

ፖለቲካ ንሓንቲ ሃገር ወሳኒ ክኾን ዝኽእል መብዛሕትኡ ግዜ ንዕቤት ሃገር እዩ፣ ኣብ ከምዚ ናትና ዝበላ ዘይባህበለ ሃገር ፖለቲካ ናብ ቅልውላው ስለ ዘምርሕ ብዙሕ ወሳኒ ነገር ኣይኮነን። ንእኩም ከ እንታይ ዓይነት ሓሳብ ኣብዚ ነገር እዚ፡፡

ወድሰብ መልኪዑን ፀቢቁን ንኽርአ መመላኽዒ ቡዙሓት ነገራት ዝጥቀም ንኣብነት:- ኣዋልድ ኣሕዋትና ዝጥቀምኦ ኩሕሊ ኣዒንተን ንኽፅብቅን ፅቡቃት ኮይነን ንኽረኣያን ይጥቀምኦ። ንስኻትኩም ከ እንታይ ዓይነት መጋየፂ ትጥቀሙ?

ንግዲ ሓደ ነገር ብምሻጥን ብምልዋጥን ንመነባብሮካ ንህተሳክዕ እትገብሮ ነገር እዩ። ንኣብነት ብዕራይ ክትሸይጥን ክትልውጥን ትክእል ንማሕሰር ስለዚ ንግዲ ጠቃሚ እዩ ኢለ ይሓስብ። ንስኩም ከ እንታይ ትብሉ?

ስደት ብዙሕ መንእስይ ካብ መረበቱ ዓዱ ናብ ካሊእ ዓዲ እንጀራ ንምድላይ ዝገብሮ ምንቅስቃስ ወይ ከዓ ጉዕዞ እዩ መንእሰይ ገንዘብ ንክረክብ ኢሉ ናብ ብዙሕ ዓዲ ይጉዓዝ ስደት ኣነ ብጣዕሚ'የ ዝቃወም ንስካትኩም ከ ከምይ ትርእይዎ?

ወዲ ሰብ ንክነብር ገዛ የድልዮ። ገዛ ካብ ፅሓይ፣ ቁርን ፣ንፋስን ዝናብን ይከላከለሉ። ገዛ ናይ ባዕልኻ ኽኸውን ይክእል ከምኡእውን ክራይ ክከውን ይክእል። ኣነ ንኣብነት ክራይ ዓሰርተ ሹሕ እናከፈልኩ እየ ዝቅመጥ። ንስኹም ከ ናይ ባዕልኩም ገዛ ኣለኩም ዶ ወይስ ከማይ ኢኹም?

ወዲ ሰብ ዝጥቀመሎም ብዙሓት መሳርሕታት ኣለው። ካብኣቶም ሕዚ ንኣብነት ምሳር ተወሲድና ምሳር ማለት ተክሊ ንምቁራፅ እንጥቀመሉ ዓይነት መሳርሒ እዩ፡፡ ንስካትኩም ከ ትጥቀምሉ ዓይነት መሳርሒ እንታይ ሎ?

ኣትክልቲን ፍራምረን ኣትክልቲን ኣሕምልቲን ንወዲ ሰብ ናይ ሕማም ናይ ምክልካል ዓቅሙ ካብ ዝውስኩ ነገራት እዩ። ንኣብነት ኣብ ከባቢኩም ዘለው ኣትክልቲ ንምፅራሕ ዝኣክል ዘይትሁን ዘይትሁን ብኣብዛሓ ኣብ ከባቢና ይበቁል። ኣብ ከባቢኩም ዝበቁል ዓይነት ተክሊ እንታይ ኣሎ?

ትራንስፖርትን ተሽከልከርትን ትራንስፖርት ተሽከርከርትን ወድ ሰብ ካብን ናብን ዝኮነ ዓይነት ስራሕ ክሰርሕ ተኮይኑ ብዘይካ ብትራንስፖርት ክጎዓዝ አለዎ እምበር ብእግሩ ትጓዒዙ አይበፅሖን እንታይ ዓይነት ተሽከርከርቲ ትጥቀሙ አነ ዝጥቀመሉ መኪና እዩ። ንስካትኩም ከ እንታይ ዓይነት ትጥቀሙ?

ጥበብ ብጣዕሚ ወሳኒ ነገር እዩ ።ጥበብ ማለት ናይ ሓንቲ ሃገር ስልጣነን ምዕባለን ዘጠቃለለ ነገር እዩ። ትግራይ ብጥበብን ባህልን ዝማዕበለት ሃገር እያ። ንስኹም ከ ዝማዕበለት ዓዲ ትፈልጡዋ ኣላ ዶ?

ልምዓት ንሓንቲ ዓዲ ወይ ከዓ ንሓደ ህዝቢ ምዕባለ ወሳኒ ዝኾነ ነገር አዩ። ልምዓት ምዝህሊ ሰላም ኣሎ ሰላም ምዝህሊ ከዓ ኢኮኖሚያዊ ዝተረጋገዐ ማሕበረሰብ ይፍጠር። ልምዓት ኣብ ከባቢኩም ንምንታይ ይጠቅም?

ሱፐር ማርኬት ኣቑሑ ብዙሓት ኣብ ዕዳጋ ኣካል ዕዳጋ ኾይኑ ብዙሓት ኣቕሑ ዝሽወጠሉ ቦታ እዩ። ኣብ ሱፐር ማርኬት ዝተፈላለዩ ኣቑሑት ምዕዳግን ምሻጥን እከኣል እዩ። ኣብ ከባቢኹም እትሸትዎም ዓይነት?

ኣርማ ማለት ከም መፍለይ ምልክት ዘገልግል እንተኸውን ኣብ ዝተፈላለየ ቦታት ዝተፈላለየ ኣርማታት ንጥቀም። ካብ ዓይነታት ኣርማ ድማ ሓደ ሰንደቅ ዓለማ እዩ። ሰንደቅ ዓለማ ከም ኣርማ ኮይኑ ዘገልግል እንትከውን ንሓንቲ ሃገር መፍለጢ እዩ። ንስካትኩም ከ ብዛዕባ ኣርማ ትፍልጥዎ ነገር ይህልዎኩም ደኮን?

ቤት ምግብን መስተን፡- ምግብን መስተን ብአገባቡ ንሰብ ዝወሃበሉ ቦታታት እዩ። ንአብነት አነ እንዳ ቤት ምግቢ መስፍን አትየ ሽሮ ይእዝዝ። እዚ ድማ አነ ዝፈትዎ አዚዘ ንስኩም ኸ እንዳ ምግብ ቤት አቲኩም እንታይ ትእዝዙ?

ሕርሻ ንመነባብሮ ሓደ ንወዲ ሰብ ወሰኒ እዩ፡፡ ሕርሻ ዘየብሉ ዓዲ ዳርጋ ጥቅሚ የብሉ እዩ፡፡ ምክንያቱም ሕርሻ ንልምዓትን ንመፍራይነትን እክሊ ይጠቅም፡፡ ኣብ ከባቢኩ እትጥቀምሉ ዓይነት ሕርሻ እንታይ እትዘርኡ ተፍርዩ?

ትምህርቲ ንሓደ ማሕበረስብ ናይ ትሕዝቶ ለዉጢ ንክመጽ ዕብየት ነታ ሃገር ወሳኒ እዩ ፤ተምሃሮ ዕድሚኦም ምስ ኣከሉ ናብ ትምህርቲ ኣትዮም ፍልጠት ይቀስሙ፤ ትምህርቲ ዝተምሃረ ሓይሊ ስብ ዘለዎ ዓዲ ካብ ዘይብላ ተምራጺ ዝብል ሓሳብ ኣለኒ። ናትኩም ሓሳብ እንታይ ይኾዉን?

ቱሪዝም ንባዕሉ ንሓንቲ ሃገር ወሳኒ እዩ ሓንቲ ሃገር ካብ ወፃኢ ወይ ከዓ ካብ ገገዝኡ መፂኡ ጎብነይቲ ሃገር ብምእታይ ነታ ሃገር ናይ ባዕሉ ወሳኒ ተራ ይፃወቱ። ንስኩም ከ እንታይ ዓይነት ሓሳብ ሪኢቶ ኣለኩም?

መፋለጢ ማለት ሓደ ኣካል ዘፍርዮ ምህርቲ ዘፋልጠሉ ኣጋጣሚ እንትከዉን ዝተፈላለዩ ዓይነታት መፋለጢ ድማ ኣለዉ። እዚ ድማ ብሬድዮ ንቴለቪዥን፣ ጋዜጣ፣ ክከዉን ይክእል። ንስኩም ከ ናይ መፋለጢ ጥቅሚ ትፈጡ ዶ ትኮኑ ?

ከባቢና ብሓምለዋይ ልምዓት ዝተሸፈነ ምስ ዝኸውን ተመራፂ ይኸውን። ኣከባቢካ ብእፅዋት ዝተሸፈነ ቦታ እንተኮይኑ ዝተረጋገዐ ኩነታት ኣየር ይህሉ። ኣብ ከባቢና ብዙሓት ዓይነት እፅዋት ኣለው። ኣብ ከባቢኹም ከ?

ወዲ ሰብ ተጠርኒፉ ንክነብር ስድራ ይምስርት፡፡ ስድራ ዝምስርት ድማ ናይ ባዕሉ ዝኾነ ምእንቲ ስራሕ ክፍፍል ዕዮ ምእንቲ ክህሉ እዩ፡፡ ኣነ ምስ ወለደይን ስድራይን ይነብር፡፡ ንስኹም ከ ምስ ስድራኩም ዶ ትነብሩ ትኾኑ?

አብ ሱፐር ማርኬት ቡዙሕ ዓይነት አቅሓ ተግንዩ ። ንአብነት ገዛካ እንተጎዲሉ ኬድካ አብኡ ትገዝእ። ሽኮር ፣ቡና ሓደ ሓደ ነገር ሱፐር ማርኬት ኬድካ ምንም ነገር አይትስእንን። ሓደ ሓደ ዕዳጋ ዝግበረሉ እዩ። ንስካትኩም ከ አብ ቀረባኩም ሱፐር ማርኬት አሎ ዶ?

ቤት ምግብን መስተን ምግብን መስተን ዝሽየጠሉ ቦታ እዩ። ኣብ ከባቢና ብዙሓት ቤት ምግብን ምስተን ኣለው። ኣብ ቤት ምግቢን መስተን ኣትይኻ ዝተፈላለየ ምግብታት ምእዛዝ ይካኣል። ንስኩም ከ እንታይ ትእዙዙ? ኣነ ንኣብነት እንጀራ ይእዝዝ።

ወዲ ሰብ ብዘይ ምግቢ ክነብር አይክእልን። ምግቢ ንብዙሕ ነገር ይጠቅም። ንሰውነትካ ይሃንፅ፣ ሕማም ይከላከል። አነ ንአብነት ካብ ዝፈትዮ ምግቢ ሓደ ጥብሲ እዩ። ጥብሲ ዋግኡ ዋላ ክባር ይኹን እምበር ብጣዕሚ ታሃራፊ ሰውነትካ ሃናፂን እዩ ዝኸውን ንስኹም ኸ ትፈትይዎ ምግቢ እንታይ አሎ?

ባንዴራ ማለት መለለዪ ናይ ሓንቲ ሃገር ኣርማ እዩ። መለለዪ መንነትና እዩ። ናይ ትግራይ ባንዴራ ህዚ ቀይሕ ፣ብጫን ኮኾብን፣ ዝተሰርሐ እዩ። እና ብጣዓሚ እዩ ደስ ልብል። ብጫ ብሩህ ተስፋ ዘመስክር እዩ። ደም ከዓ ቀይሕ ካዓ ደም እዩ። ናይ ትግራይ ባንዴራ እዩ ልምችየኒ ላታትኩም ከ?

ፅሕፈት መሳርሒ ማለት ንግልጋሎት ፅሕፈት ዘገልግሉ መሳርሕታት እንትኾኑ ከም ቢሮ ፣ወረቀት ዝኣመሰሉ እዮም።

ንኣብነት መፅሓፍ ብምንባብ ፍልጠታትካ ትረክበሉ ሜላታት እዩ። እዚኦም መፅሓፍ ብምንባብ ፍልጠትካ ትዕቢ ካብ መፅሓፍ እንረክቦ ጠቅሚ እትረክብዎ ጠቅሚ እታይ ኣሎ ?

ዝተፈላለዩ ዓይነታት ምግብታት ኣለው። ካብኣቶም ድማ ቅጫ ምጥቃስ ይከኣል ቅጫ ካብ ፊኖ ካብ ስርናይ ወዘተ... ዝስራሕ እንትከውን ኣብ ዝተፈላለዩ ከባቢታት ኢትዮጰያ ድማ ኣዘውትና ንጥቀመሉ ።ንስካትኩም ከቅጫ በሊዕኩም ትፈልጡ ዶ?

ጉዕዞን ቱሪዝምን ስደትን ኣብ ትግራይና ብቡዝሕ መልክዑ እዩ ዝግለፅ ንኣብነት ካብ ቱሪዝ እንተዎሲድና ቱሪዝም ኣብ ዓድና ቡዝሓት ቱሪዝማት ኣለዉ፡፡ ንኣብነት ካብ ኣቶም ገዳም ኣዉነ ይምኣታ ፣ገረዓልታ ፣ሓዉዝዬን ብጣዕሚ ዝገርም ክትሪኦም ብጣዕሚ ደስ ዝብለካ ዉስጡ ክዓነ ኣነ ከይደ ነይረ ሓደ ግዜ ንስካትኩምከ ከይድኩም ትፈልጡ?

ኣብ ገዛና ብዙሓት ኣቕሓ ኤለክትሮኒክስ ኣለዉ፡፡ ንኣብነት ቴለቪዥን-ቴለቪዥን ንመዘናግዕን ዜና ምስማዕን ዝጠቅም መሳርሒ እዩ፡፡ ኣብ ገዛኹም ካብ ዝርከቡ ዓይነታት ኤለክትሮኒክስ እንታይ ኣለዉ?

ፋሽን ሓደ ማ/ሰብ ምስ ዝማዕበለ ዝኸድ ምስ ጊዜ ኩነታት ዘኻዕብቶ ነገር እዩ፡፡ ኣነ ተጠቃሚ ፋሽን እየ ኢለ ዝሓስብ። ንስኻትኩም ከ ከመይ ትሓስቡ ኣነ ምስ ዝመፅእ ነገር ይጥቀም እየ ኢለ ይሓስብ ንስኻትኩም ከ?

ቴዲ ኣፍሮ ካብቶም ፍሉጣት ሰባት እንትኸውን ዝተፈላለዩ ዜማታት ዘዝም እንትኸውን ናይ ሃገር፣ ናይ ፍቕሪ ዜማታት ብምዛም ድማ ይፍለጥ፡፡ ንስኻትኩም ከ ንቴዲ ኣፍሮ ብብዙሕ መንገዲ ትፈልጥዎ ዶ ትኾኑ?

መንበሪ ገዛ ማለት ካብቶም ንደቂ ሰባት ብጣዕሚ መሰረታዊ ዝኮነ ሓደ እንትከዉን ዝተፈላለዩ ኣቑሑት መንበሪ ገዛ ድማ ኣለዉ፡፡ ንኣብነት መንበሪ ገዛ ብቺ፣ መንበሪ ፎቅ፣ መንበሪ ገዛ ህድሞ ኣለዉ። ንስኻትኩም ከ ኣብ ምንታይ መንበሪ ገዛ ትነብሩ?

ኣትክልትን ፍራምረን ንሕማም ዝከላከሉ ንሰዉነት ዝሃንፁን እዮም፡፡ ንኣብነት ሰላጣ እንተወሲድና እንከየብሰልካ ዝብላዕ ምግቢ ኮይኑ ንሱ ዉን ንሕማም ምክልካል ብጣዕሚ ጠቃሚ እዩ፡፡ ንስኩም እትምገብዎ ዓይነት ምግቢ ኣትክልቲ እንታይ ኣሎ?

መብርሕን መጥፍን ካብ መሣርሕታት ሓደ እንትኸዉን እዝ ድማ መብራህቲ በቐሊሉ ንመብርህን ምጥፋን ይጠቅመና። ኣብዝተፈላለየ ገዛውቲይ እንጻታትን ከም መሣርሐ ድማ የገልግል። ንስኻቶም ከናይ መብርሔ መጥፍእን ጠቕሚ ትፈጥዶ ትኾኑ?

ጥበብን ባህሊን መግለፂ ናይ ሓደ ማሕበረ ሰብ ምዕባለን ትውፊታትን እዮም፡፡ ንአብነት፡- ካብ መግለፂ ባህሊታት ዝኾነ ሓደ በዓል አሸንዳ ዝክበር እንትኸውን ፤ ኣብ ከባቢና ካብ ናይ ትግራይ ናይ ባዕሉ ሃይማኖታዊን ባህላዊን ዝኾነ ትሕዝቶ ዘለዎ እዩ፡፡ ኣብ ከባቢኩም ኸ እንታይ ዓይነት ባህሊ አሎ?

መዝናነዪ ቦታ ወድሰብ ክድብሮ ከሎ ኣትዩ ዝዘናገዐሎም ቦታታት እዮም ንኣብነት ኣብ ከባቢ ካብ ዝርከቡ መዝናነዪ ቦታታት ንኣብነት ኣብ መሐመሲ ኣቲኻ ክትዝናነ ትኽእል ኢኻ። ኣብ ከባቢኩም ዝርከብ እንታይ ዓይነት መዝናነዪ ቦታ ኣሎ?

ፀጉሪ ኣብ ብዙሓት ከባቢ ሰውነት ዝበቁል እዩ፡፡ ንኣብነት ኣብ ርእስኻ፣ ኣብ ሞንጎ መንኮርኲዕትካ ከምኡውን ኣብ ዝተፈላለዩ ኣካላትካ ዝበቁል እዩ፡፡ ንኣብነት ኣነ ኣብ ርእሰይ ፀጉሪ ኣለኒ፡፡ ንስኹም ከ ኣብ ምንታይ ፀጉሪ ኣለኩም?

ብዙሕ ዓይነት ናይ ገዛ ኣቅሑ እንሄው። ካብኣቶም ተወሲድና ሸሓነ፣ ድስቲ፣ ማንካ፣ ፋርኬታ እንሄው ፋረኬታ ንኣብነት ፓስታ ወይ ዝኮነ ነገር ንምብላዕ እንጥቀመሉ እዩ፡፡ ንስካትኩም ከ እንታይ ዓይነት ናይ ገዛ ኣቅሑ ትጥቀሙ?

ምጊቢ ዝምገብ ሰብ ሠውነቱ ዝነጸ ጥዕኑ ዝተሕለወእይ ዝኸውን ምጊቢ ብኣጋባቡ ክምገብ ክኽልነዉ ሓደ ሰብ ብሕይወት እንኹ ነብር ስለዙይ ኣነ ምግቢ ብኣጋዊ እየ ዘጥቀም ኲልሰይ ኳ ኽጥቀም ከዓ የምዕድ።

እእትምህርቲ ንመዓሉ ሓደ ማኅባረ ሰብ ኣገዳስ ንወሳንን ዝኾነ ነገር እዩ ሓደ ሰብ ትምህር ትምሥረክ ትምም በርትምዝሰበስብ ዓዲ ናብመዓል ኽልተ ዘዓበየ እዩ ናእ ነቲ ማራይ ትምህርቲ ወስዶ ለኻፍ ዘኽል ቦታሓደ ቤይትምህርት እዩ ቤይትምህርቲ ብምኻድ ፍልጠት ክርከብልየ ዘሓስብ ንስኹንከን?

ካብቶም ኣለዉ ዝተባሎ ቕርሣርፂ ሓደ ኣፀይዋንስ ቤተ መንግሥቲ ብዝዓመታት ጸንሐ ብጥዕሚይ ደስ ዝብ ል ሕንጻእይ ኣነ ክርእየኽ ኣለኹ ብጥዕሚዪ ድስሊ ደኒ ኲሉ ሰብ ተማይ ደወደስ ይለኻል?

ሥራሕ ሓደ ሰብን ክነብር ግደታ ሠራሕየ ድል ናብ ነቲ ኣነዝ ሠርሖ ሥራሕ ትምህርቲ ተማራየ ትምህርቲ ተማራየ ማልዝ ሓደ ኣርስሎ ሓደ ሥሕ ቤሮም ዘርዖትን ኂዝካ ትምህርቲ መሳል ሥሕእ ዓርሥሕዓለ ናታጥኩም ሥራሕ ዳእየ ኣካፉልኒ።

ተሽከርከርቲ ክሓቦታ ናብሓደ ቦታ ንምጕዕ ዝንድቀሙሎም ነግራት እዮም ናእብነት ናብርኅ ቦታ ንምጓዕ ዘንኅሪድ ሊኻ የኣየር ይ ከዓ ኣውሮጵላን ኻጥቀ ንሳሓት ኩምገታይ ዓይነት መሣርሕ ትቆሙ ወይ ከዓ

ጋዜጥዓ እንት ድብረ ካ መዘናግዕን ፍልጠት ትረኸሉን ጽሑፍ እዩ ናብነት ኣእንብና ኸፊልካ ብናእንዳስፍታኻ ጋዜይጣ ምስተ ንብብ መንፈስካይህደስ ንመዘናግዑን ዘጥቅሙን ኻ ኣነ ገዜጣ እብካብ ምልፍ እዩ ንኣኽምሉ

ኣትክልትን ፍራምረን ወዲ ሰብ ንንሕካሕማም ንኽካላኽዱ ዝተቕሙ ዓይነት ኣትክልቲ ኦም ንኣብነት ኣትክልትን ፍራምርን ንኣብነት ኣራሽ ተወሲድና ኣውካዊን ኣራሽ የወቅል ከምኡን ኣራሽ ምስቲ ምገብ ካሕማም ናይ ምክልኻ ኣልዓኹምለዉ ኣውካዊኹም ዘለዓይነት ኽሊኸትይሎ

ጫማ ደቂ ሳባት ካብ ዝተፍላለዩ ቦታታት ንምጉዓዝ ዝጥቀምሉ ነገር እንትኸውን ጫማ ድማ ኣብ እግሮም ዕሾክ ይወግኦም ዝተፈላለዩ ምክልኻላት ልገበር እዩ፡፡ ዝተፈላለዩ ዓይንታ ጫማ ድማ ኣለዉ፡፡ ስኻትኩም ኸ ናይ ምንታይ ዓይነት ጫማ ተጠቀምቲ ኢኹም?

መብዛሕቲኡ ኣብ ዓለምና ዝነብር ሰብ ኣማን እዩ። ኣማን ኽትኮን ከዓ ሃይማኖት የድልይካ። ናተይ ሃይማኖት ኣርተዶክስ እዩ። ብዙኅ ሰብ ከከም ኣተሓሳስብኡ ከከም ምርጮ ብዙኅ ሃይማኖት ይመርጽ። ኣነ ኦርተዶክስ እየ። ንስካትኩም ከ እንታይ እዩ ሃይማኖትኩም?

መጕዓዚያ ባቡር ካብቶም ትራንስፖርትን ተሽከርክርትን ሓደ እንትኸውን እዚ ድማ ብጣዕሚ ቝልጥፍ ካብ ምዃኑ ዝተልዓለ ሰባት ተመራፂ ይገብርዎ፡፡ ኣብ ሃገርና ዝተፈላላየ ዓይነታት ባቡር ኣለዉና፡፡ ንስኻትኩም ከ ብዛዕባ ተራንስፖርትን ተሽከርከርትን ባቡር ትፈልጥዎ ኣለኹም ዶ?

መፅሓፍቲ ወዲሰብ ፍልጠት ካብ ዝቐስሞሎም ነገራት ሓደ እዩ፡፡ ብሕታዊ ዝኾነ ሰብ መጽሓፍ ምስ ዘንብብ ፍልጠት የዓቢ ከምኡውን ዘለካ ጠቕላላ ፍልጠት ናወስኸ እዩ ዝኸይድ፡፡ ኣነ መጽሓፍ ብጣዕሚ ዝፈትው ንስኹም ከ?

ተሌብዝን ኣብ ገዛ ንምርኣይ ፊልም ንም ረኣይ ብዙኃት ነገራት ንምረአይ ነጥቆመሉ መሣርሕዩ ተሌብሽን ብጥዕሚ ብኣውዘት ሕሣዓ ኣውዝ ቴክንሎጊያዊ ዝመዕለሉ ዘመን ናተራቓቐል መጸሎ ተክንሎጅ ብዙኅ ሰብእዩ ዝፈትዩ ኣነውን ብጣዕሜ ዝፈትዮ እናትኩም ሓሣርት ኣይመስል?

ፖለቲካ ብብዙሕ መልክዑ እዩ ዝረአ፡፡ ፖሎቲካ ኣወንታውን ኣሉታውን ጕንታት ኣለዎ፡፡ ኣብ ዘይማዕበላ ዓዲ ኸም ናትና ዓዲ ኸም ትግራይ ፖሎቲካ ብዙሐ ወሳኒ ኣይኮነን ኣብ ዝማዕባላ ዓዲ ግን ፖሎቲካ ንምዕባላ አታ ሃገር ካብቶም ወሰንቲ ነገር እዩ፡፡ ፖሎቲካ ጥቕሙ እንታይ እዩ ትብሉ?

ዝተፈላለዩ ዓይነታት ስራሕ ኣለዉ፡፡ ካብቶም ዓይነታት ስራሕ ድማ ሓደ ሓኪም እዩ፡፡ ሓኪም ንዝሓመሙ ሰባት ንምሕካም ዘግልግል ዝጠቅም ኮይኑ ዝተፈላለዩ ዓይነታት ሓኻይም ድማ ኣለዉ፡፡ ንኣብነት ነርስን ምሉእ ሓኻይምን ምጥቃስ ይከኣል፡፡ ንስኻትኩም ትፈልጥዎ ኣብ ቀረባ ኃኪም ኣለኩም ዶ?

ስፖርት ብዝተፈላለየ መንገዲ ኽትግር ዝኽል ዓይነት ጸዋታ እዩ። ንኣብነት እግሪ ዂዕሰ እንድሕር ኢልና እግሪ ዂዐሰ ማለት ዓሰርተ ሓደ ኣባላት ዘለዉ ዓይነት ጸዋታ ኮይኑ ክልተ ቡድን ወይ ከዓ ኽልተ ጋንታ ብምዃን ብኣንጻር ኮይኖም ከተግብርዎ ዝኽእሉ እዩ። ከምቲ ኣነ ዂዕሰ ዝፈትዎ ኩዕሶ ትፈትዉ ዶ?

መሠረቶ ኣኽልጋለት ማለት መንግሥቲ ንሕዝቢ ንምግልጋር ኢሉ ሠርሖም ተካራት እዮም ንእነት ቡምባዕ ሰብወይ ከዓ ሓደም ሓባረ ሰብ ማይ ንኽጥቀም መንግሥቲ ዘጣኣይሽሶ ነገር እዩ እስም ከኣካባቢኹም ተዓነት መሠረተ ኣዉጥካር።

ንግዲ ማለት ዝኾነ ነገር ምሻጥን ምዕዳግን ዝካኣለሉ ቦታ እዩ፡፡ ኣብ ከባቢና ከዓ ብዙሓት ቦታታት ኣለዉ፡፡ ምትዕድዳግ ዝካኣለሎም ቦታታት ንኣብነት ኣብ ናትና ቦታ ረቡዕ መዓልቲ፣ መዓልቲ ዕዳጋ እዩ፡፡ ኣብ ከባቢኹም ከ መዓዝ መዓልቲ እዩ፣ መዓልቲ ዕደጋ?

ኣብገዛና ብዙኃዝ ናይ ገዛን ቢሮነቕሕን ኣለዉና ናኣበነት ናይ ገዛእ ቕሓንድ እንተወሲድና ንእበነት ሶውፋ ተወሲድና ሰፍ ከፍመበልንትቀምሉ ምስ ቤተሰብ ማእድን ወልዕሉ ጠረጴዛ ብዙኃዝ ነዩና ንስሆም ከናይ ገዛእቕሑ እንታይትጥቆሙ።

ጕዕዘን ቱርዝም ስደት ካብ ኣተመሃደ ስደት ወሴትናብ ሥደት ዓዲ ናብ ዘኂዘዕዋን ኣሜ ናብ ማዕድሪጃ ኣይወጸሕሎ ኣብ ነት ናብ ስዕዲ ናብ ሊቤያ ዘኸድ ሰቦ ዚኁ ኣብዓዲ ብኢኮኖሚ ጅግር ስለ ዘጋጠማ ኣብዞ ተለዊተ ኸይልሓስሎ ኣነኳ ሥደት ይምየኒ ኣ ጥንጋ ይምቄክደታይ::

መጋየጽን መማላኻዕን ንሓደ ወዲ ሰብ መልክዑ ጐሊሁ ንክረአ ናይ ሓደ ሓደ ኣኬባታት ስብሰባታት ጸቢቑ ንክከይድ ዝገብር እዩ። ንኣብነት ኣዲታትና ዝገብርኦ ካብ መጋየጽታት ሒና ኣሎ። ሒና ብጣዕሚ እየን ዝጥቀማ፣ ናታትክን ዝጥቀማ ኣዴታትኵም ከ ታይ ዓይነት እዩ?

ወደ ሰብ ንኽነብር ዝኾነ ስራሕ ክሰርሕ ግድን እዩ፡፡ ብዙሕ ዓይነት ስርሕቲ ኣለዉ፡፡ ንኣብነት ኣነ ኣብዚሕዚ ሰዓት ዘለዂሉ ሞያ ተምሃራይ እየ፡፡ ብ ዘለዂሉ ሞያ ድማ ዓድን ማሐበረሰብን ንኽልውጥ እየ ዝፅዕር ስራሕ ምስትሠርሕ ሕዝብን ብህለኻን ትኽበር ዓዲለ ይፎትየካ ኣነ ስራሕ ብጣዕሚ እየ ዝፈትይ ንስኹም ከ?

ንግድን ምትዕድዳግን ሓደ ነገር ወይ ንብረት ትሸጠሉን ትልውጠሉን ቦታ እዩ፡፡ ኣብ ከባቢና ንኣብነት ሮብዕ መዓልቲ ናይ ንግዲ መዓልቲ እዩ፡፡ ኣብ ከባቢኹም ከ ዕዳጋ ወይ ንግዲ ዝካየደሉ መዓልቲ መዓዘይ እዩ ዕለት?

ሓደ ማሽን እናይ ሰብ ሥራሕ ንምቕላል ዝተፈጥረ ዘመናዊ ውፂእድ ናይ ሰብ ምዕባለ ዩ ።ማሽን ናይ ቐንድ ዕላሙኡ ንወዲ ሰብ ሥራሕ ንምቅላል ጣፊ ብዙኃት ማሽናት እየ ዝጥቀም። ኹምቲ ጥቅሚ ዋዓይነት ማሽን ከንታይሎ?

መሠረታ ኣግልግደት ንሓንቲይ ዓነ ሓንቲይ ገር ካቶም ኣገደስበሃልዮም ኣብ ነት ቤትምህርቲ ሕክምና ሕክምናት ወሲድና ብሓንደበት ሓደጋ ዘብፁሕ ምስባት ሕክምና ብልጋዝሱድራሕሉ ቤትምህርት ዓ እተመሃባው ብ ብቕልነቶም ጀሚይሮም ትምህርቲ ወስም ልያ ሕክምና ጥሜሎ።

ትራንስጶርት ሓደ ሰብ ንምጕዓ ዘትቀመለን መገዲ እዩ ያብ ተራንስጶርት ኣነ ኻ ሓርብታናው ሓደ ኣቦታ ንምጕዓ ታክሲ ጥቀም ንስኻትምቀት እንታይትጥቆም?

መሓበራዊ ሚዲያ ኣብቲ ዙይ እዋን ብዙኃይ ከተሥራሕ ፈይምያ ንኣብነት ኢሞ ፣ተሌግራም፣ ፌስቡቅ፣ ዋሳብ ፣ናምን ፣ብዙኃት ነወዝተረ ጨም ካብኣቶም ዝ ጽቡቕ ብመድኃት ሰልቲ ከመሉ ፊስቡኽ እዩ ንስካትኩም ካብቶም ኣድናቅትና ፌስቡኽ ር ኣታትኩም ድልየት እንታዓይነት እዩ?

ጫማ ማለት ሰባት ካብ ናብን ክጐዓዙ ኸለዉ ኣብ እግሮም ዝተፈላለዩጉድኣታት ከይበጽሖም ከም መከላኸሊ ዝጠቅም እንትኸውን ዝተፈላለዩ ዓይነታት ጫማ ኣለዉ፡፡ ንስኻትኩም ከ ታይ ዓይንት ጫማ ትጥቀሙ?

ባንዴራ ማለት ንሓደ ኣካል ከም መፍለይ ምልክት ኮይኑ ዘገልግል እንትኸውን ካብ ዓይነታት ባንዴራ ድማ እቲ ሓደ ሰንደቕ ዓላማ ይበሃል፡፡ ሰንደቕ ዓላማ ንሓንቲ ሉዕላዊ ሃገር መፍለይ ምልክት ኮይኑ የገልግል፡፡ ንስኻትኩም ከ ብዛዕባ ባንዴራ ትፈልጥዎ ነገር ይሂልየኩም ዶ ይኾን?

ኤለክጥሮንክስ ንሕዚ ብጥዓሚ ብዙኅ ዓይነ ተቕሚ ዘለዋ ብዝኃንት ኤለክትሮንክዝተወሲድና ልኣብነት መዋይል ተሲድና ኣውዘሕዝእዋን እችም መዋይል ዘይብሉ ሰብ የለን ዂሉዓይንትርክ ቐሊል ፈጣና ኸውንከሎም ሴዝለለወርግ ኣነ ብጥዓሚ ል ስለ ንሳትኩምከ።

መሠረታዊ ልምዓት ማለት ካብቶም ደቀ ሰባት ብጣዕሚ ዘድልዩ መሥረታዊ ነገራት እንተኾኑ ካብ መሠረታዊ ልማዓት ኣቲ ሓደ ኸዓ መሠረታዊ ልማዕት መብራህቲ ፣ማይን ምጥቃስ ይከኣል፡፡ ንስኻትኩም ከ ናይ መሠረታዊ ልማዓት ተጠቀምቲ ዲኹም?

ምግቢ ካብቶም ሰባት መሠርታዊ ልኾኑ ነገራትን ትኸውን እዙይ ድማ ሰባት ብዘይምግቢት ነብሮ ኣየፍሉን ሠፍራላ ኣይንታት ምግብታት ደማ ኣለዉ ናብነት ምግብታት ፍረምረን ኣትክርትን ምግብታት ስንዳይ ብጥቅምጥቃት ይከኣል ስኻትኩምከ ተይይነት ምግቢ ተመገብቲ ኢኹም?

መኪና ካብቶም ዘመናንተሽከርከርቲ ሓደ እንስኸውን ሳባት ካብን ናብን ዝገብሩዎ መጕዕዚ ኣለ ቃላጥፍ ንትኸውን ስኹምካ ብዛዕባ ተራንስጶርትን ተሽከርከርቲን ንትፈጥዎ ነገር ሂለ ኣይኩም ልኻውን?